ሃይማኖት ደቂ ሰባት ንዝአመንሉ አካል ዘምልኽሉን ስርዓት እዩ። አብ ኢትዮጵያ ድማ ዝተፈላለዩ ዓይነት ሃይማኖት አለው፣ ንሳቶም ድማ ኦርቶዶክስ ሙስሊም ፕሮቴስታንት እዩ። ኢትዮጵያ ዋላ ዝተፈላለያ ዓይነት ስርዓትን እምነትን ይሃልያ እምበር ህዝባ ብፍቅርን ሓልዮትን ተኸባቢሩ ዝነብረላ ዓዲ እያ። ናይ ሃይማኖት ምክፍፋል ንምንታይ ዝተፈጠረ ይመስለኩም?

ቱሪዝም ንሓንቲ ሃገር ዕብየት ብዙሕ ተራ ይፃወቱ። ንኣብነት ሓወልቲ ኣክሱም ንዛ ሓወልቲ ክጉብንዩ ዝመፁ ወጻእተኛታትን ንክሪኡ ብዘዉፅዎ ንመደቀሲ ዓራት ንሆቴላት ምግብታትን ከዉፁ ከለዉ በኡ መጠን ናይታ ሃገር ዕብየት ኢኮኖምይ ይዉስክ እዩ። እዞም ክጉብንዩ ዝመፁ ወጻእተኛታት ሓወልቲ ብቻ ክጉብንዩ ዝመፁ ዶ ይመስለኩም ?

ጥበብ ባህሊን ናይ ሓደ ሃገር ወይድማ ከባቢ መግለፂ መንነት ስርዓትን እዩ፡፡ ጥበብ ብዝተፈላለየ መንገዲታት ክንገልፆ ንክእል ኢና፡፡ ንሳቶም ድማ፡- ብመልክዕ ተዋስኦ፣ ስእሊ፣ ደርፊ ዝመሳሰሉ ክቀርቡ ይክእሉ እዮም፡፡ ከምኡውን መግለፂ ደስታ ሓዘንን ፍልጠትን እዮም፡፡ ንምንታይ እዩ ጥበብ መግለፂ መንነት እዩ ዝተብሃለ?

እፅዋት ማለት ካብ ተፈጥሮ ንረክቦ ፀጋ እዩ ኣብ ከባቢና ብዙሓት እፅዋት ኣለዉ ካብኣቶ ድማ ኒማን ባሃርዛፍን ገሊኦም እዮም ባሃርዛፍ ድማ ንሰዓል ከም መድሓኒት ኮይኑ የገልግለና ኒሞ ድማ ኣብ ርእስና ይኩን ኣብ ቆርበትና ንዝወፅእ ፋንጋይ ወይ ድማ ቁስሊ ከም መድሓኒት ክኮነና ይክእል እዩ እፅዋት እንተ ድኣ ተጠቂምና መድሓኒት ምድላዉ ይከኣል ዶ?

ሕርሻ ማለት ዝተፈላለዩ ዓይነት ዝራእትን ኣእካላትን ጣፋትን ዝበቅልሉ ቦታ እዩ ።መብዛሕትኡ ናይ ኢትዮጲያ ኢኮኖምይ ድማ ኣብ ሕርሻ ዝተደረኸ እዩ። ሕርሻ ኣብ ሓንቲ ዓዲ ዕብየት ዕዙዝ ተራ ዘለዎ እዩ ።ብተውሳኪ እዉን ናብ ኻልኦት ዓድታት ብምልኣክ ናይ ሓንቲ ሃገር ዕብየት የቀላጥፍ እቲ ዝዓበየ ሕርሻ ዝርከበሉ ክፋል ዓድና ኣበይ ይመስለኩም?

ሙዚቃ መንፈስናን አእምሮናን ንምሕዳስን ንምህጎስን ይጠቅመና። ሙዚቃ ኣብ ክልተ ዝተፈላለዩ መንገዲታት ክንገልፆም ንኽእል ኢና ።ቀዳማይ ባህላዊ ካልአይ ዘመናዊ እዮም። ካብአቶም ድማ ባህላዊ ጭራ፣ ክራር፣ ዕንድር ፋፃን ዝሓቆፈ እዩ። ንምንታይ ሙዚቃ አብ ክልተ ዝተኸፈለ ይመሰለኩም ?

ቡዝሓት ዓይነታት ኢሌክትሮኒክስ ኣለዉ። ካባቶም ድማ ቴሊቭዥን፣ ኮምፒተር፣ ላብቶፕ፣ ሞባይል እዩም። እዞም ልዕል ኢልና ዝገለጽናዮም ዓይነታት ድማ ሂወትና ንክቀልል ዝሕጉዙ ኣዝዮም ጠቀምቲ ኣቁሑ እዮም ።ኣብዚ ሒዚ እዋን ሞባይል ተዘይህሉ ነይሩ እንታይ ዓይነት ሂወት ምነበርና ነየርና ኢልኩም ትሓስቡ?

ኣብ ከባቢካ ቤት ምግቢ ምህላዉ ቡዝሕ ረብሓታት ኣለዉ፤ ቀዳማይ ንቡዝሓት ሰባት ዕዱል ስራሕ ይፍጥር ፥ካልኣይ እታ ኣብ ጥቃ እንዳ ምግቢ ዝነብር ማሕበረሰን ንክዓቢ ይሕግዝ፥ ሳልሳይ እቲ ክግልገል ዝመጸ ሰብ ብቀሊሉ ንክጥቀም ይሕግዝ፥ ራብዓይ ግዜ ናይቲ ዓሚል ይቁጠብ፥ ሓምሻይ ዝመረጽካዮ ምግቢ ንክትረክብ ይግብር። ቤት ምግቢ ኣብ ሓንቲ ሃገር ዕብየት ዕዙዝ ግደ ዶ ይጻወት?

ኣብ ዓለምና ቡዙሓት ዓይነታት ኤሌክትሮኒክስ ኣለዉ፡፡ ካብኣቶም ድማ ቴለቭዥን፣ ከምፒተር፣ ላፕቶፕ ከምኡ እውን ሞባይል እዮም፡፡ እዞም ልዕል ኢሎም ዝጠቀስናዮም ዓይነታት ኤሌክትሮኒክስ ድማ ሂወትና ክቀልል ዝሕግዙ ኣዝዮም ጠቀምቲ ኣቁሕት እዮም፡፡ ኣብዚ ሕዚ እዋን ሞባይል እንተዘይ ይህሉ ነይሩ እንታይ ዓይነት ሂወት ምነበርና ኢልኩም ትሓስቡ?

ኣትክልትን ኣሕምልትን ማለት ብቀሊሉ ኣብ ገዛ ክንረክቦም ንክእል ዓይነት ተክሊ እዮም። ካብ ኣትክልትን ኣሕምልትን ብዙሓት ረብሓታት ንረክብ ካብኣቶም ገሊኦም ድማ ካብ ሕዱር ሕማም ይከላከል ስርዓተ ኣተናፋፍሳና የስተካከል ቫይታሚን ንረከብ ።ብዘይ ኣትክልትን ኣሕምልትን ምንባር ዝከኣል ዶ ይመስለኩም?

አብ ሃገርና ኢትዮጵያ ብርክት ዝበሉ ዓይነት መስተ አለው። ካብአቶም ድማ ስዋ ሓደ እዩ ።ስዋ ብወሓላሉ አዴታት ዝዳሎ ውሕልና ዝተመልኦ ጥዑም መስተ እዩ። ብበዝሒ ድማ አብ ዝተፈላለዩ ጉዳያት ክዳሎ ይክእል እዩ። ንአብነት ኣብ መርዓ፣ ክርስትና ወይ ድማ ፀበል ዝአመሰሉ ብበዝሒ ይዳሎ እዩ። ንመጀመርያ ግዘ ስዋ ምስታይ መዓዝ ዝተጀመረ ይመስለኩም?

መጋየፅን መመላክዕን ካብ ጥንቲ ጀሚሩ ዝፀነሓ ናይ ደቂ ሰባት መልክዕ መወሰኪ መንገዲ እዩ ። እዝይ ንደቂ ኣስትዮ ደማ ኣብ ዝተፈላለየ ክጥቀማሉን ክምዕርጋን ይርኣያ። ንኣብነት ኣብ መርዓ፣ ክርስትና፣ ኣሸንዳ ክጥቀማሉ መጋየፅን መመላክዕን ንደቂ ኣስትዮ ኣገዳሲ ዶ ይመስሎኩም?

ኣብ ከባቢካ ቤት ምግቢ ምህላው ቡዝሓት ረብሓታት ኣለዎ ካብኣቶም ድማ ቀዳማይ ብዙሓት ሰባት ዕደል ስራሕ ይፈጥር ካልኣይ እቲ ኣብጥቃ ዳ ምግቢ ዝነበር ማሕበረሰብ ንክዓቢ ይሕግዝ ሳልሳይ እቲ ክግልገል ዝመፅእ ሰብ ብቀሊሉ ንክጥቀም ይሕግዝ ራብዓይ ዜ ናይቲ ዓሚል ይቁጥብ ሓምሻይዝመረፅካዮ ምግቢ ንክትረክብ ይገበር ቤት ምግቢ ኣብ ሓንቲ ሃገር ዕዙዝ ግደ ዶ ይፃወት?

ኣብ ዓለምና ዝተፈላለዩ ዓይነት ተፈጥሮ ኣለው። ካብቶም ተፈጥሮታት ሓንቲ ዝኮነት ፀሓይ ድማ ፀላምና ቀንጢጣ ብርሃን ትህበና፡፡ ካብ ፀሓይ ዝተፈላለዩ ጥቅምታት ክንረክብ ንክእል ኢና። ንኣብነት ናይ ንጉሆ ፀሓይ ቫይታሚን ዲ ንረክበላ ከምኡውን ካብ ፀሓይ ዝተፈላለዩ ጥቅምታት ንረክብ ኢና፡፡ ናይ እማን ካብ ፀሓይ ቫይታሚን ዲ ንረክብ ዶ ይመስለኩም?

ሃገርና ኢትዮጵያ ብርክ ዝበሉ ዓይነታት መስተ አለው፤ ካብአቶ ድማ ስዋ ሓደ እዩ ስዋ ብውሓላሉ እዴታት ዝዳሎ ውሕልና ዝተመልኦ ጥዑም መስተ እዩ፤ ብበዝሒ ድማ አብ ዝተፈላለየ ጉዳያት ክዳሎ ይክእል እዩ፤ ንአብነት መርዓ፣ ክርስትና ወይ ድማ ፀበል ዝአመሰሉ ብበዝሒ ይዳሎ እዩ። ንመጀመርታ ግዘ ስዋ ምስታይ መዓዝ ዝተጀመረ ይመስለኩም ?

ኣብ ሃገርና ኢትዮጵያ ብርክት ዝበሉ መስት ኣለዎ ካባቶም ድማ ስዋ ሓደ እዩ። ስዋ ብዋሓላሉ ኣዴታት ዝዳሎ ውሕልና ዝተመልኦ ጥዑም መስት እዩ ።ብበዝሒ ድማ ኣብ ዝተፈላለዩ ጉዳያት ክዳሎ ይክእል እዩ። ንኣብነት ኣብ መርዓ ክርስትና ፀበል ዝኣመሰሉ ብበዝሒ ይዳሎ እዩ። ንመጀመርታ ጊዜ ስዋ ምስታይ መዓዝ ዝተጀመር ይመስለኩም?

ኣትክልትን ኣሕምልትን ማለት ብቀሊሉ ኣብ ገዛና ክንረክቦም እንክእል ዓይነት ተክሊ እዮም፡፡ ካብ ኣትክልትን ኣሕምልትን ብዙሕ ረብሓታት ክንረክብ ካብኣቶም በሊዖም ድማ ካብ ሕዱር ሕማም ይከላከለልና፣ ስርዓተ ምስትንፋስ የስተካክል፣ ቫይታሚን ንረክብ፡፡ ብዘይ ኣትክልንት ኣሕምልትን ምምንባር ይከኣል ዶ?

ፖለቲካ ማለት ኣብ ሞንጎ ክልተ ውድባት ዝግበር ናይ ስልጣን ፉክክር እዩ። ኣብ ዓለምና ብዙሓት ዓይነት ፖለቲካ አለው። ካብኣቶም ድማ ድሞክራስያዊ ሓደ እዩ። ሃገርና ኢትዮጵያ ድማ ናይ ድሞክራስያዊ ስርዓት ትክተል ሃገር እያ። ድሞካራሲ ማለት እቱይ ስልጣን ናይ ህዝቢ ምኻኑ ዝኣምንን ናይ ፍትሕን ነፃነትን ምርኣያ እዩ። ኣብ ዓለምና ብዙሓት ድሞክራሲ ዝኽተላ ሀገራት ዘለዋ ዶ ይመስለኩም?

ተፈለጥቲ ሰባት ማለት ብዝሰርሕዎ ዓይነት ሞያ ምፍላጥ ማለት እዩ። ንኣብነት ተዋሰኦ ብምስራሕ ኣብ መሪሕነት ሃገር ተፅዕኖ ዘሕድሩ ክኾኑ ይኽእሉ እዮም። ብተወሳኪ እዉን ብስራሕቲ ስነጥበብ ኪነትን ባህልን እዉን የካትት እዩ ።ካባቶም ድማ መለስ ዜናዊ ፣ኪሮስ ኣለማዮህ ዝኣመሰሉ ተጠቀስቲ እዮም። ኣብ ዓለምና ተፈላጢ ሰብ ንምዃን ዝኸብድ ዶ ይመስለኩም?

ኣብ ዓለምና በብእዋኑ ዝተፈላለዩ ፋሽን ይመፁ እዮም። ፋሽን እናተባህሉ ዝመፁ ኣቁሑት ማለት ከምኒ ኪዳን ጫማ ዝኣምሰሉ ድማ ካብ ፍሉጣት ሰባት ዝጥቀምሉ ዝመፅእ ስርዓት ኣከዳድና እዩ። ፋሽን በብእዋኑ ዝቀያየር ግን ድማ አብ ወዲሰብ ዕብየትን ፅባቀን ዕዙዝ ተራ ዝጫወት ኣካል እዩ። ንሱኩም ከ ናይ መን ፋሽን ተከተቲ ኢኩም?

ባህላዊ ሕክምና ኣብ ከባቢና ዘለዉ ተኽልታትን ቆፅልታት ዝስራሕ መድሓኒታት እዩ፡፡ ወላ ደኣ ዝፍውስ ይኹን እምበር ጉድኣት ከዓ ከም ዘብፅሕ ፉሉጥ እዩ፡፡ ምኽንያቱ መጠኑ ስለ ዘይፍለጥ እዩ፡፡ ንኣብነት ዕፍ ሽዋ ተባሂሉ ብዙሕ ሰብ ክጥቀመሉን ክግልገለሉን ይረአ እዩ፡፡ ንስኩም ከ ባህላዊ ሕክምና ጉድኣት ዘለዎ ዶ ይመስለኩም?

ናይ ገዛ እንስሳት ማለት ኣብ ገዛ ምስ ወዲ ሰብ ተሓቂፎም ዝነብሩ እዮም። ካብኣቶም ድማ ላሕሚ ሓንቲ እንትትከውን። እትህቦም ግልጋለታት ድማ ብዙሓት እዮም። ንኣብነት ብስጋ መልክዕ ንምግብነት ይቀርብ። ካብ ላሕሚ ድማ ፀባን ውፅኢት ፀባን ንረክብ። ናብ መሸጣ ብምቅራብ ቅርሺ ብምርካብ ትጠቅም። ሓንቲ ላሕሚ እትህበና ብዙሕ ኣስተዋፅኦ ካልኦት ናይ ገዛ እንስሳት ዝህቡና ዶ ይመስለኩም?

ኣብ ዓለም ኣድለይቲ ካብ ዝባሃሉ ፍጡራት ስድራ ሓደ እዩ። ስድራ ማለት ኣቦ፣ ኣዶ፣ ሓውን ሓፍትን ኣጠቃሊሉ ዝሓዘ እዩ። ስድራ ናይ ፍቕርን ሓልዮትን፣ ናይ ሓዘንን ሓጎስን፣ ብክያትን ሰሓቕን፣ ጥንካረን ድክመትን እትከፋፈለሉ ዓብይ ገዛ እዩ፣ ኣብዚ ዓለም እዚ ንምንባር ስድራ ምህላው ኣገዳሲ እዩ ዶ ትብሉ?

ተፈለጥቲ ሰባት ማለት ብዝሰርሕዎ ስራሕ ብዙሕ ሰብ ክፈልጦም እንተሎ እዩ። ንኣብነት ብፖለቲካ፣ ስፖርት፣ ምርምር፣ ተዋሳኦ ዝመሳሰሉ ክፍለጡ ከለው ተፈለጥቲ ሰባት ይበሃሉ። ንኣብነት ኣብ ዓድና ብዙሓት ተፈልጥቲ ሰባት ኣለው። ካብኣቶም ኪሮስ ኣለማዮ እዩ ።ብስራሕቲ ሙዚቃ ንፈልጦም ቋንቋ ትግርኛ ኣብ ምእዕባይ ዕዙዝ ተራ ዝነበሮም ኣቦ እዮም። ተፈላጢ ሰብ ምኻን ጉድኣት ዘለዎ ዶ ይመስለኩም?

እፅዋት ሃፍቲ ተፈጥሮ ኮይኑ ኣብ ከባቢና ይርከብ ከም ቀላሚጠስ፣ ጋባ፣ ዓየን ዝኣመሳሰሉ ብሰፊሑ ከዓ ንመድሓኒት የገልግሉ።

ተፈጥሮ ንሓደ ቦታ ወይ ድማ ከባቢ አዝዩ ወሳኒ ካብ ዝበሃሉ ሓደ እዩ ። እዙይ ዝኮነሉ ምክንያት ከዓ ናይቲ ከባቢን ፅባቐን ስለ ዝውስከሉን ዘማዕርጎን እዩ። ብተወሳኪ እውን ደቂ ሰባት እንውፅኦ ካርቦን ዳይ ኦክሳይድ ዝተብሃለ አየር ብ መልክዕ ኦክስጅን ቀይሩ ስለ ዝህበና ድማ አዝዩ አገዳሲ ይገብሮ። ካርቦን ዳይ ኦክሳይድ ናብ ኦክስጅን ከመይ ገይሩ ዝቅየር ይመስለኩም?

ኣትክልትን ኣሕምልትን ማለት ብቀሊሉ ኣብ ገዛና ክንረክብ እንክእል ዓይነታት ተክሊ እዮም፡፡ ካብ ኣትክልትን ኣሕምልትን ብዙሓት ረብሓታት ንረክብ፡፡ ካብኣቶም ገሊኦም ድማ ሕዱር ሕማም ይከላኸል፣ ስርዓተ ኣተነፋፍሳ የስተኻኽል፣ ቫይታሚን ንረክብ፣ ደም ዝውውርና የስተኻኽል፡፡ ብዘይ ኣትክልትን ኣሕምልትን ምንባር ይከኣል ዶ ይመስለኩም?

ማሕበራዊ ሚድያ ኣብ ህይወት ወድሰብ ዓብዪ ሸኽሚ ዘቕልል እዩ፡፡ ከምኡውን ብዙሕ ጥቕምታት ዝሓቖፈ እዩ፡፡ ንኣብነት ብዙሕ ትምህርትታት ክንምሃር ይገብር፤ ጊዜና ክንቁጥብን ብኣግባቡ ክንጥቀምን ይሕግዝ፤ ከም ናይ ገንዘብ ምንጪ ኮይኑ የገልግል፤ ኣእሙሮና ንክዘናጋዕን ንክሕደስን ይገብር፡፡ ማሕበራዊ ሚድያ ህይወትና ዘቕልሎ ዶ ይመሰኩም?

ፖሊስ ሓደ ኣብነት መኽበሪ ሕጊ እዩ። ፖሊሰ ኣብ ሓደ ዓዲ ወይ ድማ ኣከባቢ ምህላዉ ብርክት ዝበሉ ረብሓታት ኣለዉዎ። ካብዞም ረብሓታት ድማ ስርቂ ከይስፋሕፋሕ ይገብር። ፀጥታ እዚ ከባቢ ይሕሎ ሕጊ ንከይጠሓስን ንክኽበርን ይገብር ኣብ ሓደ ዓዲ ፖሊሰ ተዘይህሉ ኔሩ እንታይ ዝፍጠር ይመስለኩም ።

እንስሳ ማለት ኣብ ገዛ ምስ ወድ ሰብ ተሓቂፎም ዝነብሩ እዮም። ካብኣቶም ድማ ላሕሚ ሓንቲ እንትከውን እቶም ግልጋሎታ ድማ ብዙሓት እዮም ።ንኣብነት ብስጋ መልክዕ ንምግብነት ትቐርብ ካብ ላሕሚ ድማ ፃባን ውፅኢት ፀባን ንረክብ ናብ መሸጣ ብምቕራብ ቕርሺ ንምርካብ ትጠቅም ።ከምቲ ላሕሚ ትበና ብዙሕ ኣስተዋፅኦ ካልኦት ናይ ገዛ እንስሳት ዝህቡና ዶ ይመስለኩም?

ሃይማኖት ንደቂ ሰባት ንዝኣመንሉ ኣካል ዘምልኩሉ ስርዓት እዩ፡፡ ኣብ ኢትዮጰያ ድማ ዝተፈላለዩ ዓይነት ሃይማኖት ኣለዉ፡፡ ንሳቶም ድማ ኦርቶዶክስ፣ ሞስሊም ፣ ፕሮቲስታትን እዮም ኢትዮጰያ ዋላ ድኣ ዝተፈላለየ ዓይነት ስርዓትን እምነትን ይሃልያ እምበር ህዝባ ግን ብፍቅር ሓልየት ተኸባቢሮም ዝነብሩላ ዓዲ እያ፡፡ ናይ ሃይማኖት ምክፍፋል ንምንታይ ዝተፈጠረ ይመስለኩም ?

ማለት ወዲሰብ ዕለታዊ ናብሩኡ ንምምራሕ ካብ ዘድልይዎ ኣገደስቲ ነገራትሓደ እዩ፡፡ ስራሕ ብምስራሕ እንረክቦም ጥቅሚታት ቀዳማይ ቅርሺ ንረክብ፣ ካልኣይ ጥዕናና ንረክብ፣ ሳልሳይ ምስ ሰብ ንምርዳእ ክእለትና ይውስኸ፣ ከምኡውን ድማ ምስ ሰብ ንከባበር ኢና፣ ራብዓይ ናይ ኣእምሩ ጥዕና ይሕሉ፣ ሓምሻይ ናይ ኣእምሩ ዕብየትን ንቅሓት ይውስክ ወዲ ሰብ ብዘይ ስራሕ ክነብር ይክእል ዶ?

ማሕበራዊ ሚድያ ኣብ ሂወት ወዲሰብ ዓብይ ሸክሚ ዘቅልል እዩ። ከምኡውን ብዙሕ ጥቅምታት ዝሓቆፈ እዩ ።ንኣብነት ብዙሕ ትምህርቲ ክንምሃር ይገብር፣ ግዜና ንክንቁጥብን ብኣግባቡ ንክንጥቀምን ይሕግዝ፣ ከም ናይ ገንዘብ ምንጪ ኮይኑ የገልግል፣ ኣእምሮና ንክዘናጋዕን ክሕደስን ይገብር። ማሕበራዊ ሚድያ ሂወትና ዘቅልሎ ዶ ይመስለኩም?

ጥበብን ባህልን ናይ ሓደ ሃገር ወይ ድማ ከባቢ መግለፂ መንነትን ስርዓትን እዩ፡፡ ጥበብ ብዝተፈላለየ መንገዲ ክንገልፆ ንኽእል ኢና፡፡ ንሳቶም ድማ ብመልክዕ ተዋስኦ፣ ስእሊ፣ ደርፊ ዝመሳሰሉ ክቐርብ ይኽእል እዩ፡፡ ከምኡውን መግለፂ ደስታ፣ ሓዘንን ፍልጠትን እዮም፡፡ ንምንታይ እዩ ጥበብ መግለፂ መንነት እዩ ዝተባህለ?

ሃይማኖት ደቂ ሰበት ንዘኣመኑሉ ኣካል ዘምጉስ ስርዓት እዩ፡፡ nሳቶሞ ዲማ ኦርትዶክስ ሙስሊም ፕሮቴስንት ኢትጲያ ዋላ ዳኣ ዘተፋላለዩ ስርዓት ሃይማነት ዳኣ ይሀልዋ እምበር ህዝባ ግን ተካበብሮም ዝነብሩላ ዓዲ እያ፡፡ ናይ ሃይማነት ምክፍፋል ንምንታይ ዝተፈጠረ ይመሰለኩም ?

መሰረታዊ ልምዓት ኣብ ሓንቲ ሃገር ዕብየት ዕዙዝ ኣስተዋፅኦ ዝገብር እዩ፡፡ ትምህርት ቤት፣ ሕክምና ከምኡ ድማ ፅርግያ ሓደ ኣብነታት መሰረታዊ ልምዓት እዮም፡፡ ከምዝፍለጥ ሕክምና ዝሓመሙ ሰባት ዝፍወሱሉ እንትኸውን ትምህርት ቤት ድማ ተምሃሮ ተሃኒፆም ፍልጠት ሸሚቶም ዝወፅሉ እዩ፡፡ መሰረታዊ ከምዝተባሃለ ንሓንቲ ሃገር ዕብየት ዕዙዝ ተራ ዘለዎ ዶ ይመስለኩም?

ሙዚቃ ኣብ ኣእምሮ ወዲ ሰብ ዕዙዝ ዝኾነ ደስታን ፍናንን ይፈጥሩ፡፡ ሙዚቃ ብኽልተ ዝተፈላለየ መንገድታት ክንገልፆም ንኽእል ኢና፡፡ ቀዳማይ ባህላዊ ካልኣይ ድማ ዘመናዊ እዮም፡፡ ባህላዊ ኣብ ውሽጡጭራ ፣ክራር፣ ዕንድር ፋፃን ዝሓቖፈ እዩ፡፡ ንምንታይ እዩ ሙዚቃ ኣብ ክልተ ዝተኸፈለ ይመስለኩም?

መሠረታዊሉ ልማዓት ኣብ ሓንቲ ሃገር ዕቤየት እዙዝ ኣስተዋጾት ዝገብር እዩ ትምህርቲ ቤት ሕክምና ኸምኡውን ጽርግያ ድማ ሓደ ኣብነታት መሠረታውሉ ማዓት እዮም ከምዝ ፍለጥ ድማ ሕክምናዝኃምሙሰባት ዝፈወሱ ንትኸውን ትምህርቲየ ድማ ተምሃሮታንጸምፍልተሸምቶም ዝወጹሉ እዩ መሠረታው ሉ መዓት ከም ዝተብሃለን ሓንቲ ሃገር ዕቤት እዙ ተራዘለዱ ይምስለኩም?

ሥድራ ኣብ ዓለ አድለይት ካብ ዝበሃል ፍጥራት ሓደ እዮም። ሥድራ ማለት ኣቦ ፣ኣዶ ፣ሓውን ፣ሓፍትን ፣ኣጠቓሊሉ ዝሕዚ እዩ ከሙኡ ድማ ናይ ፍቕረን ኃሊዮትን ሓዘንን ሓጐስን ብኸያትን ሰሓቕን ጥንካረን ድኽመትን እትካፍለሉ ዓው ገዛእዩ ኣብዙ ዓለምዝን ምእምባር ትድራምኣለው ዓዊ ግደ ዘለዉዶ ኣይመስለኩም?

ፖለቲካ ማለት ኣብ መንጎ ክልተ ውድባት ዝግበር ናይ ስልጣን ፉኩክር እዩ፡፡ ኣብ ዓለምና ብርክት ዝበሎ ዓይነታት ፖሎቲካ ኣለዉ፡፡ ካብኣቶም ድማ ዲሞክራስያዊ ሓደ እዩ፡፡ ሃገር ናይ ኢትዮጵያ ድማ ናይ ዲሞክራስያዊ ስርዓት እትኽተል ሃገር እያ፡፡ ዲሞክራሲ ማለት ስልጣን ናይ ህዝቢ ምዃኑ ዝኣምንን ናይ ፍትሕን ነፃነትን መርኣያ እዩ፡፡ ኣብ ዓለምና ብዙሓት ዲሞክራሲ ዝኽተላ ሃገራት ዘለዋ ዶ ይመስለኩም?